ስፖርማርኬት ኣቁሑት ማለት ዝተፈላለዩ ንህዝቢ ዝጠቅሙ ዝተፈላለዪ ኣቅሓታትን ምግብታትን እንረኽበሉ ቦታ እዩ። ፅሬት ዘለዎምን ፅፈት ዘለዎም ኣቅሑት እንረኽበሉ ቦታ እዩ። ኣነ እውን ስፖርማርኬት ምጥቃም ብጣዕሚ እየ ዝፈቱ ።ምክንያቱ ደስ ደስ ዝበሉ ኣቁሑት ስለዘለዉዎም ።

ተፈጥሮን ኣከባብን ማለት ኣብ ከባቢና ዝተፈላለዩ ተፈጥሮ ኣለው ።ንኣብነት ከምወሓዝቲ ሩባታት፣ ኮዋኽብቲ፣ ፀሓይ ኩሎም ተፈጥራኣዊ ነገራት እዮም ።ብጣዕሚ ሰሓብትን ደስ ዝብሉ ነገራት እዮም ። ኣነውን ብጣዕሚ ናይ ተፈጥሮ ኣድናቂት እየ ብጣዕሚ ደስ ይብሉ።

ናይ ገዛ ኣቕሑ ክንብል ከለና ኣብ ገዛና እንጥቀመሎም ዝተፈላለዩ ስራሕትታት ክንሰርሐሎም ክንኽእሉ እንኽእል ኣቕሑታት እዮም፡፡ ካብኣቶም ድማ ከም ወንበር፣ ጠረጴዛ፣ መስተይ ማይ ዝተፈላለዩ ኣለውና፡፡ ኣነ ውን ናይ ገዛ ኣቕሑ ብደንቢ ገይረ እየ ዝጥቀመሎም ።ይሰርሐሎም ውን እየ፡፡